እዚ ዓይነት እዙይ ድማ ጡጥ ምፍታል ይባሃል። ኣብ ምፍታል ኣብ ስራሕቲ እዚ ጡጥ እዙይ ብስራሕቲ ክዳውንቲ ጨርቂ ዝውዕሉ ከዓነ ቀሚስን ነፀላን ዝውዕል ጡጥ ምፍታል ይባሃል፤ እዙይ ስራሕ እዙይ

ሽታ ሽቶ ሽታ ሽቶ ያዉ ሽታ ማለት ንመጋየፂ ኮነ ንጨና ዝውዕል ኮይኑ ብዝተፈላለየዩ መልክዕታት ኣብ ዕዳጋ እንረክቦ ኮይኑ ኩሉ ነገራት ንሽታን ንመጋየፂ ንጥቀመሉ እዩ።